ኣብዚ ባህላዊ ክዳን ኢትዮጵያ ዝለበሰት ጽብቕቲ ሰበይቲ፡ ኣእዳዋ ኣብ ልዕሊ ገጻ ክትገብር ትርአ። ኣብ ኣእዳዋ ጽቡቕ ዲዛይን ሂና ኣሎ፡ ኣብ ርእሳ ድማ ብወርቂ ስልማት ተሰሊማ ኣላ። እዙይ ጽባቐን ምክብባርን ዝተዋሃሃደሉ ባህላዊ ኩነታት ተስፋ እዩ።